ካብኡ ናይ ተቃወምቲ ፓርትታት ሓደ ዝኾነ ሣልሳይ ወያነ ዝበሃሉ ኣመራርሓ ዝሓዘ ምስሪዓት ምስሊ ድማ ናይ እቲ ፓርቲ ሓላፊ ዶክተር ደጀን ዘርኢ ምስሊ እዮ።

እዚ ኣብ ምስሊ ንሪኦ ዘለና ምስሊ ኣብ ትግራይ ካብዞም ዝተለመዱ ናይ መንበሪ ገዛ ኣሰራርሓ ኮይኑ እቲ ገዛ ድማ ኣብ ገጠር ናይ ዝርከብ ናይ ሓደ ገባር ስእሊ ዘርኢ እዩ ።

ኣብ ሓደ ክላስ ተመሃሮ ትምህርቶም እንትከታተሉን ናይ ምስትምሃርን ምምሃርን ኣገልግሎት እንትካየድ ዘርኢ ምስሊ ምስሊ እዩ፡፡

ኣብ ኣትኽልቲን ኣሕምልትን ዝምደብ ሓደ ዝኾነ ብፍላይ ድማ ናይ መፂፅነት ጣዕሚ ዘለዎም ንሰብ ኣብ ናይ ስላጣ ምግቢ ዘይፈልዩን ሎሚን እናተብሃለ ዝፍለጥ ኣትኽልቲ ዘርኢ ምስሊ እዩ ።

እቶም ሕብረተሰብ ትመስተን ኣብ መዘናግዒ ቦታታት ተዝእዞ መስጣትሕደይ ዝመስተት ዝበርማ ኲኣልኮ ነፃ ዝኾነንን ልሱስ መስተን ኾይኑ ኣብቲ ምስሊ ምሪንዳን ፔፕሲን ምስሊ ዮና።

እዚ ምስሊ ንሪኦ ዘለና ስእሊ ካብቶም ናይ በረካ እንስሳት ዝኮኑ ብፍጥነታን ብንውሓታን እትፍለጥ ኣብ ክፍሊ ኣዕዋፍ እትምደብ ስገን እናተበሃለት እትፍለጥ ዘርኢ ምስሊ እዩ ።

ቶም ኣብቲ ገያዘርከቡ ብምልጫ ቦድ ናይ ሰቲ ኪፈት ዘለዎም ናይ ተዖምታ ት ፍታት ሓደ ዝኾነ ዓስምባ ዲሞከሳዊጳቲ ናቱ ኣማ ዘብቢ ምስሊ ኣውቲ ኣማ ደማ ናይ ኣስም ሓወልጥን ጫፍጫፍ ድማ ሥገም ዘብቢ ምስሊ እዮ

እቶም ነፃናት ገዛናጕዕ እዮም ከምህ እዮምተኃሎም ዙሕሰቡ ጋዜጣታትን መጻሕፋት ኣልኃደዮም ኣብዝ ምስ ድማ ኃይልናይት ክባ ዝብል ዘስተልዋ ንሕፃናት ሓሲባ ዝተዳልወት መጽሕፍ ዘ ምስሉ እዩ።

እዚ ምስሊ እዚ ኣብ ኢትዮጵያን ትግራይን ኣብ ዝተካየደ ኩናት ናይ መወዳእታ ናይ ፅንተት ኣብ ዝከደላ ምስምምዕ ፕሪክቶርያ እንትፍረም ዘርኢ ምስሊ እዩ፡፡ እቲ ምስሊ ድማ ክልተ ፖለቲከኛታትን ሬድዋን ሕሴንን ጌታቸው ረዳን ብኣፍሪካ ሕብረት ኣዳራዳሪነት መሰረት ሰላም ስምምዕነትን እንትፍርሙ ዘርኢ ምስላዊ ትሕዝቶ እዩ፡፡

ካብቶም ቡዙሓት ፈተዉትን ተመልከትን ዘለዉዎ ናይ ስፖርት ዘርፍታት ሓደ ዝኾነ ዉድድር ብሽክሌታ እዩ። ዞም ንሪኦም ድማ ኣብ ሃገራዊት ጋንታ ጉጅለ ብሽክሌታ ተሓፊቆም ዝወዳደሩ ናይ ብሽክሌታታት ተወዳደርቲ እዮም።

እምነት ክርስትና ናይታ ቤተ ክርስቲያን ምግለጽን መንነት ዝኾነ መስቀል እቲ ሕብረተሰብ ብቅርፃ ቅርፂ ብመጋየፂ መልከ ብመቕራጽ እንትጥቐመሉ ዘርኢ ምስሊ እዮ።

ካብቶም ሕብረተሰብ ብፍላይ ድማ ናይ መናእሰይ ክፋል መHናግ መዘናግዕን መዝናነይን ኢሉ ዝጥቀሙሎም ቦታታት ሓደ ዝኾነ ኣብ መንገዲ ዝርከብ ናይ ፑልን ኮራንቡላን መጫወትን ዘርአይ ምስሊ እዩ።

ሕብረተሰብ ንግድን ምትዕድዳግን ዕዳጋ ሕብረተሰብ ነቲ ዝዕድጎን እቲ ዝሸጦን መመሳሪሒታት ኣቁሑታትን ዘመላልሰሉ ተሽከርከርቲ ዘርኢ ምስሊእዩ።

ኣብ ኢትዮጵያ ናይ ኩለን ኣድባራት ርእሰ ኣድባራት እናተባህለ ዝፅዋዕ ቤተ ክርስቲያን ኣኽሱም ፅዮን ዘርኢ ምስሊ እዩ፡፡ እቲ ምስሊ ድማ ናይቲ ከባብን ናይቲ ተፈጥሮን ፅባቐ ሓዊሱ ዘርኢ ምስሊ እዩ፡፡

ኣብ ናይ ኣቶ ደ ኸስተዊት ተውዶ ቤተ ክርስቲያን ካብ ዞም ጽክ ዓብ ቤይቲ ኣቦታትን ኣብ ናይ ገዳም ሕይወት ዝንዘወቆ ይም ኣብቱ ምስል ድማ ኣብ ናይ ወሉብ ኣብቲ ጋይዝ ኽብ ናይ ገዳም ዝኖቡ ኣቦታት ዘበ ምስሉ እዩ።

እቶም ኣብዕንሙና ዝክ ኣብትታት ናይ ግበእ ስህን ናይ ድርጅታት ሓደ ዝኾነ ፍዖ ዝተብሃለ ናይ ሕበተ ሰብ ነፃ ጐርለት ዝህብ ምስሊ ባንድያ ዘ እዩ።

ከብዞም ን ኣኅበተ ሰብ ዘዱ መሠረታዊ ዕዳጋታት ብልጓዶትን ዕዳጋዝትና ሕዘዝኾነ ናይ ቀመምንናይ ጸብሕድ መሠረታ ውድልታት ንምና ኣኅበተ ሰብ ንመርተእዳል ቀምሉ ንዉሽቲ ዕዳጋ እዩ ::

ኣልገ ካብቶም ዓብ ቤቲ ጳታት ዝሆን ካብ ዘምሰት ሓሰዓመ ዝገአ ውዱኅ ሕዋዕት እንተኃለ ዝፍለጥ ዘትቆመልጋዘ ጣዊ ዝተብሃለ ናቱ ኣማ ዘህእ እዩ

ብዝተኻየደ ናይ ሕወሓትን ናይ ናይ ኢትዮጵያ ፌደራላዊ መንግስቲ ዝተኻየደ ስምምዕነት ብመሰረት ስምምዕነት ሰራዊት ትግራይ ናይ ዕጥቂ ምፍታሕ ስነ ስርዓት እንተካይድ ዘርኢ ምስሊ እዩ፡፡

እትን ሓንቲ ዓደድ ምዕባይን ብፍላይ ደማኣብ ዘመን እዙይ ኽትዓብል ዝ ዘለኹነታት ኽተኸድን ካብዘዘብድዩ ተክኖሎዙ ሓደኾይኑ እዝ ድማ እቲጋይ በጸገትን ዝመዓበትን ብተክኖሎጅ ዝበለጸትን ምፍጣት ዩ ዝተሓሰበ እጌንቲ ተክኖሎጅ ክልቱ ጋይ ዘብኡ ምስላዊ ኣማ እዮም።

እዚ ምስሊ እንሪኦ ዘለና ምስሊ ሓደ ናይ ክርስትና እምነት ተኸታሊ ዝኾነ ህፃን ናይታ ቤተክርስትያን መግለፅን መለለይን ዝኾነ ኽዳውንቲ ተኸዲኑ ዘርኢ ምስሊ እዩ።

ካብ እቶም ሕብረተሰብ ኣገልግሎት ንምግናይ ዝጥቀመሎም ሽቃት ኣብ መንገዲ ዘግንዮም ሽቃት ብዝዘለለ ሕብረተሰብ ዝደልዮ ናይ ኣቕርቦቱ ብዝበለፅ ብፅሬትን ንምርካብ ካብ እዞም ንጥቀመሎም ካብ ሽቃት ዕብይ ዝበለ ሓደ ዝኮነ ሱፐርማርኬት ዘርኢ ምስላዊ ትሕዝቶ እዩ ።

እተን ንኢትዮጵያ መዋስንቲ ዝኾና ብኣንፈት ሰሜን ትርከብን ሃገራዊት ኤርትራ ናይቲ ዓዲ ሰላምን ፀጥታን ልኡላውነትን ከኽብረላ ተባሂሉ ዝተሰርሐ ሰራዊት ዘርኢ ምስሊ እዩ፡፡

ኣብ ትግራይ ዝርከብ መግለፂ ትውፊትና ናይ ትግራይ ሓደ ዝኾነ ኣብ ኣፅቢ ወንበርታ ዝዝውተር ናይ ባህላዊ ሁራ ሰለስተ እናተባህለ ዝፅዋዕ ስዕስዒትን ናይቲ ሕብረተሰብ ሙዚቃዊ ትርኢትን ዘርኢ ምስሊ እዩ፡፡

ኣብ ኣክሱም ፅዮን ዝርከብ ቀደም ዝተሃነፀ ናይ መጀመርታ ናይ ቤተ ክርስትያን ዝኮነን ቤተ ክርስትያን ናይ ኣክሱም ፅላት ኣለዎ እናተባህለ ዝሕሰብን ዓብይ ቤተ ክርስትያን ዘርኢ ምስላዊ ትሕዝቶ እዩ ።

ኣብዚ ምስሊ እንርእዮ ዘለና ሰእሊ ሓደ ካብቶም ኣብ ኣትክልትን ኣሕምልትን ዝምደብ ብ ሰዓት ድማ ቦቂሉ ዝእከብ ኣታክልቲ ሓደ ኮይኑ ናይቲ ተክሊ ስም ድማ ዱባ እንዳተባሃለ ይፍለጥ።

ኣብቲ ጋያ ካብቶም መስሕብቶይ ዚበንታ ይኮኑ ቦታጥ ሓለ ዝኾነ ኣኹሱም ሓወትቲ ትዝወድርዓው ዪ ሓወትቲ ዘይአምስሊ እዩ።

ካብቶም ናይ በረካ እንስሳታት ሓደ ዝኾነን ብኣብዛሓ ብጕጅለ ናይ ምንባር ልምዲ ዘለዎ ናይ ስጋ ተመጋቢ ዝኾነን ሓንቲ እግሩ ሕንክስ ዝበለትን ዝብኢ ዘርኢ ምስሊ እዩ።

አብ ምስሊ ንሪኦ ዘለና ስእሊ ናይ ኢትጲያ ፊደራል መከላከሊ ሰራዊት ናይቲ ሰራዊት ፅንዓትን መስዋእትነትን ሓቦ ንምግላፅ ዝጥቀመሉ ሃገራዊ አርማ እዩ፡፡

ኣብቲ ጋይ ካብ ከባ ጥንታዊትን ዓ በይትን ዝኾና ኸተማታት ሓንቲ ዝኾነት ኣኹስም ፍላይ ድማ ብጥንቲ ዘመጽሓነጸ ነኤታ ኸተማ መመዓግን ናይ ጽበቓ መግለጽን ሥልጣነ መግለጽን ዝኾና ሓወልታ ኣክስሙን ናይትከባዊ መስላዊ ብትሕቶ ዘደ ምስለ እዩ።

ናይ በረኻ እንስሳ ኮይኑ ሓደ ዝኾነ ኣዕዋፋት ዘርኢ ምስሊ ኮይኑ ኣብቲ ምስሊ ድማ ፅልም ዝበለን ብድምቕ ዝበለን ናይ ሰማያዊ ሕብርታት ደሰ ዝብል ዒፍ ንርኢለና።

ንሕብረተሰብ ናይ ተሽከርከርትን ኣግልግሎትን ንምሃብ ተባሂሉ ዝርገሐ መንገዲ ንምፅራግን ናይቱ መሰረታዊ ኣገልግሎት ንምስፍሕፋን እንጥቀመለን ናይ ተሽከርከርቲ ደዘራት ዘርኢ ምስሊ እዩ።

እቶም መሰረታዊታት መሰረታዊ ናይ ትምህርቲ ጠቅሚ ስለዝኾኑ መምህራን ተማሃሮን ንምፅሓፍ ዝጥቀሙሉ ሓደ ዝኾነ ናይ ሰሌዳ ዘረኢ ምስላዊ ትሕዝቶ እዩ።

ጋዜጣ ናይ ቴሌቭዥን ኣገልግሎት ዘርፊ እንትኾን ድምፂ ወያነ ናይ ተፈናቐልቲ ስቓይን ሽግርን ብዜነኦም ሽፋን እትህብዎ ዘርኢ እዩ።

ኦም ኣብ ኢትዮጵያ ብበዝሕ ኣመንታን ብታ ይኹነታን ኣብ ባይዝኾነት ኦቶዶኮሳዊ ተውሃዶ ቤቲ ክርስቲያን ኣመንታ ኣብ ቤቲ ክርስቲያን ኾይኖም እንት ጽልዩን እንትዝሙን ዘርኢ ምስሊ እዩ ::

እዚ ምስሊ ንሪኦ ዘለና ስእሊ ተፈጥሮን ከባቢ ኮይኑ ኣብቲ ምስሊ ድማ ዓበይቲ ጎቦታትን ልሙዓት ቦታታትን ናይ ቤተ ክርስትያንን መንበሪ ኣባይትን ዘርኢ ምስሊ እዩ ፡፡